ናይ ተፈጥሮን ከባብን ቦታ ዘመልክህት ኮይኑ ብኣብዛኃ እምባ ዝበዝሖ ቦታ ኸም ዝኾነ የረድ ኣብዙይ ቦታ እዙይ ድማ ብውስን ምልክዕ ሓምለዋይ ዝኾነ ኣብ ውስን ቦታ ተኽሊ መዕሪጉን ጸቢኦን ከም ዘሎ የረድእ።

ናይ ኣትክልትን ኣኅምልትን ውፂ ኮይኑ ብዙኃት ተዉልታት ከም ዘለዉ ይርድእ እዞም ዝተፈልለዮ ዕነታት ተዉለታት ድማ ብዝጸብዖንዘመዕረገን መልከዕ ናብ ዕዳጋ ቀሪቦም ከም ዘለዉ ይረድእ።

እዙይ ምስሊ ዴማ ካብ ዓይነታት ኣትኽልቲ ሓደ ኾይኑ ሑመር እናተብሃለ ይፍለጥ ። ኸምኡ ድማ ኣብ መብዛሕቲኢ ቆላማ ኸባብታት ትግራይ ይቦቅል ።ብተወሳኺ ድማ ንኣገልግሎት ምግቢ ከም ዝውዕል ይፍለጥ።

ካብ ዓይነታት ናይ ገዛ እንስሳ ወይውን ብተወሳኺ ድማ መብዛሕትኡ ኣብ ከባብታት ምዕራብ ትግራይ ከምኡውን ኣብ ከባብታት ዓፋርን ከምዙይ ዓይነት እንስሳ ኸም ዘለዉ ይፍለጥ፡፡

እዚ ምስሊ ድማ ከም እንሪኦ ዘለና ውፅኢት ናይ ሱፐርማርኬት ኣቑሑ ኮይኑ ካብቲ ስእሊ ከም ዝሕብሮ ውፅኢት ቸኮሌት ከምዝኮነ የመላኽተና ።

እዙ ናይ ጫማ ዓይነት ኮይኑ ኸምኡ ድማ ውፂት ቖርበት ከም ዘኾነ ይፍለጥ ማለት እዩ ብተወሰዊ ድማ ሽሙ ቆዳ ጫማ እናተ ሃለ ይፍለጥ ብተወሳዊ መወዙሕቱ ድቕተውዓትዮ ይርገጽ ማለት እዩ።

ካብ ብጣዕሚ ተፈለጥቲ ሰባት ሓንቲ ኮይና ሽማ ድማ ተጋዳሊት ፈትለወርቅ ገብረእግዚኣብሄር ትበሃል፡፡ ብተወሳኺ ድማ መፀውዒ ሳጒዓ ሞንጆሪኖ እናተባህለት ትፍለጥ ማለት እዩ፡፡

እዙይ እንስሳ ካብናይ ብርኻ እንስሳ ዓይናይቲ ኮኑ ፍሉ መጸውአኦ ድማ ድቢ እናተውሃነ ይፍለጥ ማለት ብልሳኽ ድማ እዙይ ድቢ እናኑቀኦም ዘሎ የረድን።

ናይ ኃይማነታዊ ክፋል ኴይኑ ፍሉዩ መጸዊዕ ሹሙ ድማ ድባብ እናተብሃለ ይፍለጥ ከምኡ ድማ ኣብ ዘተፈላለዩ ናይ ስነ ሥርዓት ቀብሪ ናይ ኃይማነታዊ ባዕላት ኣከባብራ ከም ምርእት መርኣይ ይጠቅም::

ናይ ቤተ-ክርስቲያን ኣቕሓ ኾይኑ ነጋሪት ናተብሃለ ይፍለጥ። ብተወሳኺ ድማ ኣብ መዝሙር ፣ ኣብ ቕኔ ፣ ኣብ ማህሌት ዝተፈላለዩ ከም ከበሮ የገልግል።

እዚይ ዘመልኽተና ምስሊ ድማ ኣርማድዮ እናብሃለ ዝፍለጥ ኾይኑ ኣብ ዝኾነ ናይ ግሊ ኽኾን ይኽእል ናይ መንግስቲዋ ትካል ቢሮ ዝጠቅም መሳርሒ እዩ። እዚ ሞስሊ ድማ ዝተፈላለዩ ናይ ቢሮ ኣቁሑታት ከም ዝሓዘ ይሕብር።

እዚ ምሰሊ እዙይ ዘምልክቶ ድማ ካብ ዓይነታት እንስሳ ዘገዳም ሓደ ኮይኑ ኣንበሳ እንዳተባሃለ ድማ ይፍለጥ። ብተወሳኪ እወን ኣብ ዝኾነ ቦታ ዕረፍቲ እንዳወሰዱ ደቂሶም ከም ዘለው የርደአና።

እዚ ምስሊ ዘሪኤና ድማ ካብ ዓይነታት መጋየፂ ኮይኖም ከምኡ ድማ ከም ኣብ እዝኒ ዝእሰር ፣ኣብ ክሳድ ፣ኣብ ኣፃብዕቲ ኢድ ዝእሰር ከም ዝኮኑ የመልክተና። ብተወሳኪ ድማ መብዛሕትኡ ደቂ ኣንስትዮ ኣሕዋትናን ኣዴታትናን ዝጥቀማሉ ምኳኑ ክንርዳእ ንክእል።

ናይ ጶሎቲካዊ ዛዕባ ዘድሀበ ኮይኑ ፍላይ ድማ እዙይ ክፋል ማኅበረ ሰብ ካብ መረበቶም ተመዛቢ ሎምን ተፈነቕ ኢሎምን ከም ዘለዉ ብተወሳኺ ድማ ኣብጥዕሜ ዘጨንዖን ዘተሓሳስብን ነገር ከም ዘለዉ የረድእ።

ናይ በጋየፅን ንመራኽዕኒ ክፋል ኮይኖ እዙይ ድማ ብህ ናይ እንቋቕሖ ማሽኪተ ጠቒምካ እጊዜ ተሸማራርም ዝተሰባ እዝትበላሽወን ናይ ገጽ ቀወት ንምጥፋእ ዝጠቀምምዃኑ የረድየ ማለት እዩ።

ካብ ዓይነታት ተሽከርከርቲ ኮይና ሰማያዊት ሕብሪ ዘለዋ ምኻና የመልክተና። ብተወሳኺ ድማ ናይ ኒሳን ዝብል ስራሕ ከም ዝኾነት የመልክተና ማለት እዩ።

ናይ ንግድን ምትዕድዳግን ክፋል ኮይኑ እዙይ ቦታ ድማ ናይ እንዳ ስዋ ምሸጢ ኸም ዝኾነ የረድእ ብተወሳኺ ድማ መናእሰይ እስዋ እናሰተዩን እናዓደጕን ከም ዘለዉ የረድእ።

እዚ ምስሊ ዘመልክቶ ወይ ድማ ኣብ ከተማ ኣክሱም ፍሉይ ቦታ ኣክሱም ዩኒቨርሰቲ በሪ ዝርከብ ኮይኑ ካብዚ ምስሊ ከምንርድኦ ገና ዘይተመለአ ከይዲ ስራሕ ከምዘለዎ የመላክተና ማለት እዩ።

ካብ ዓይነታት ናይ ገዛ ኣቕሑ ኮይኑ ወንበር እናተብሃለ ይፍለጥ ብተወሳኽ ድማ ኣብ መዙኃትኡ እንዳ ሻሂቤታትብናቤታትን ከም ከፍ ሚ ኣበሊ ብበዝሕዝዙተር ከም ዝኾነ ይፍለጥ።

እዚ ምስሊ እዚ ዝሕብሮ ድማ ማእከል ንግድን ምትዕድዳግ ቦታ ዝሕብር ኮይኑ ብተወሳኺ ድማ ናይ ዓይነታት ቴክኖ ሞባይል መሽጢ ማእከል ከም ዝኾነ ካብዚ ምስሊ ክንርዳእ ንኽእል።

ካብ ዓይነታት ኣትክልትን ኣኅምልትን ዓይነት ኮይኑዩ ብምውዙሐቱ ከባብታት ድማ ዲባ ወይ ድማ ሓም ኃም እናተብሃለ ዝፍለጥ ብተወሳኺ ድማ ተቐንጢቡ ተኣኪቡ ኣብ ካሳተ ውሃሊሉዉ ኸም ዘለ የርኢ።

እዚ ምስሊ እዚ ዘመልክተና ድማ ክፋል ሕብረተሰብ ኮይኖም ብባህሎምን መግለፂ መንነቶምን ማዕሪጎምን ፀቢቆምን ባህላዊ ኣለባብሳ ለቢሶምን ሳዕስዒት ኣንተካይዱ የርእየና ።

ናይ ቤት ምግርን መስተን ፍሉይ ቦታ ኮይኑ ከምኡ ድማ እዙይ ቦታ እዙይ ብዘተፈላለዩ ዓይነታት ተኽሊ መዕሪጉን ጸቢኦን ከም ዘለዉ የረድእ ከምኡ ድማ ዝተፈላለዩ መጽለልታት ከም ዘለዉ የረድእ።

እዚ ምስሊ እዚ ዘመልክቶ ድማ ብድምፂ ወያነ ትግርኛ ዜና ኣገልግሎት ስዓት 6:30 16/05/2017ዓ/ም ፈነወ ዝካየድ ዘሎ ምኳኑ ዝሕብር ኮይኑ ብተወሳኺ ድማ ፕሪሜርሊግ ኢትዮጵያ ግጥማት ስዓትን ግዜን ቦታን ፈልዩ የርድአና።

እዚ ምስል ዘመልክተና ድማ ውሩይ ክነ-ጥበባዊ ወቃዒ ጭራ ኮይኑ፣ ኣብ መብዛሕቱኡ ከባቢታት ትግራይ ምራጭ እናተባሃለ ይፍለጥ ።

እዛ ምስሊ እዙይ ዘርእየና ድማ ስነሰርዓት ባህላዊ ኣከዳድና ዝገልፅ ኾይኑ ኣብ ዝኾነ ኽብረበዓል ሓንቲ ጓል አንስተይቲ ካባ ለቢሳ ዘርኢ ምስሊ እዩ።

እዚ ምስሊ እዚ ዝርእየና ድማ ካብ ዓይነታት መፈላጢ ኮይኑ ናይ ቲቲ ዝተበሃለ ሰብ ባልትና ኣትክልቲ መሽጥ ከም ዝኮን የመልክተና ብተወሳኪ ኣድራሻ ጣብያ ሓየሎም ከም ዝኮነ የርእየና ማለት እዩ።

እዚ ምስሊ ዘርእየና ድማ ኣበላት ስድራቤት ምስ ክልተ ደቆሙን ኮይኖም ብባህላዊ ኣላብሳ ማዕሪጎምን ፀብቆምን ከምዘለዉ ካብዚ ምስሊ ክንርዳእ ንክእል።

እዙ ኻብ ዓይነታት ማሽን ኮይኑ ፍሉይ መጸውዑ ድማ ማሽን ስፖርት ሞጉየይ ምን ድማ ትድ ሚል እናቲብሃለ ይጽዋዕ ብተወሳኸይ ድማ እዝማሽን ኣብ ሓድ ዓዒይነት ቦታ ኮንንና ኸብ ሞጌይ መንቀሳቀሲ ይጣቕምና ማለት እየ።

እዙ ናይ ትራንስጶርትን ተሽከርከርትን ክፋል ዘርኢ ኮይኑ እዛ መኪና ድማ ብዙኅ ጽዕነት ተሰዓና ኸብበላን ኣብትቢልዕሊ ጸነት ድማ ሰብ ከፊሉ ኸም ዘለዉን የረዲ እማነት እዩ።

እዚ ምስሊ ዘርእየና ድማ ናይ ሃይማኖታዊ ዛዕባ ዘርኢ ኮይኑ ከምኡ ድማ ብተወሳኺ ብዙሓት ሊቃውንቲ ቤተ ክርስቲያን ብድሙቕ ኣከባብራ እናኽበሩ ከምዘለዉ የርድአና፡፡

እዚ ምስሊ ዘመልክተና ድማ ህዝብና ዝተፈናቐለን ዝተመዛበለን ሰለማዊ ሰልፉ ወፂኡ ዝናገር ከምዘሎ ይሕብር። ከምኡ ውን እዚ ሰለማዊ ሰልፊ ብዜና መልክዕ ክመሓላለፍ እንከሎ ከምኡ እውን ድማ ብምስማዕ ዝተሳኣኖም ምልክት ዝተዓጀበ ምምሕልላፍ ዜና የመልክት።

ካብ ናይ ገዛን በራኻን እንስሰት ክፋል ኮይና ዛዕፊ ድማ መጥላቒት እናተብሃለት ጽዋዕ መለትዩ ከምኡ ድማ ብኣብዝሓ ካብ ቃልያትን ብሩዋታትን ዓሳ እናዘበፈት ከምቲምገብ ይፍለጥ፡፡

ካብ ናይ ሕጊ ኣኽበርቲ ኣካላት ክፈል ኮይኑ እዘሙሰባት ድማ ዕጥቂ ተዓጥዋሙን ብዙኅ ዓይነት ኣፅዋር ውኒኖምን ከም ዘለዉ የርድእ ማለት እዩ::

እዚ ምስሊ ዘርእየና ካብ ዓይነታት እንስሳ ዘገዳም ሓደ ኮይኑ ኣብ ክፍሊ አእዋፍ ነፈርቲ ይምደብ ። ብተወሳኺ እውን እዚ ምስሊ እንርደኦ ኣብ ሰማይ እንናነፈረ እከሎ የመልክተና ።

ናይ መፋለጢ ዓይነታት ኽፋል ዘርኢ ኮይኑ እዙይ ድማ ሚካኤል መድኅነት መደብር ከም ዘሎ የረድእ ና ማለት እዩ ተወሳኻ ድማ እዙይ ምካኤል መድኃኒት መደብር ፋርማሲ ከም ዝኾነ ይርድአ ና ማለት እዩ።

እዚ ምስሊ እዚ ዘምልክተና ድማ ሃይማኖታዊ ቦታ ኮይኑ ንእምነት ሙስሊም ተኸተልቲ ዝስራሕ መስጊድ እናተባሃለ ይፍለጥ ብተወሳኺ ድማ ከም መስገድን መፀለይን ቦታ ይጥቀምሉ ማለት እዩ።

ክፋል ናይ ዘይና ኣውታር ኮይኑ ብ ኣሠና ቴሌብሽን ግልጋሎት እናካይደ ከምዘለዎ የረድእ ብተወሳኺ ድማ ኣብ ሕዝቢ ትጋይ ድኅረ ባይታን ህሊ ወይ ኲነታትን ዘድሀበ ምዃኑ የረድእ።

ናይ እተፈጥሮን ከባብን ነገር ዘድሃበ ኾይኑ ዝ ድማ ኣብ ሰማይ ዝተፈለ ምልክት ናይ ጨረር ኃይሊ ዝርአ ከም ዘሎ የረድእ ማለት እዩ።

ካብ ዓነታት ጫማ ኲኑ ኣብ መብዙሕቲ ክባብታት ድማ ሳንደል ጫማ ዊን ድማ ቝርጽ ጫማ እናተውሃለ ይፍለጥ እዝ ጫማ እዝ ድማ ውፂኢት ቖርቦት ሠራሕቲ ከም ዝሆነ ይፍለጥ ማለቲ መብዙኃት ድማ ኣብልቃ ንስተኣኅዋትና ይጥቀም::

ናይ መጋያፅን መመላኽያን ክፋል ኮይኑን ብተወሳኽ ድማ ንገጽን ኒ ጸጕርን ከም ቀባኣት ተገልጊልኩም ዝኾነ ይረድእ ብተወሳኽ ድማ እዝ ቕውዓት እዙይ ኣፍሪ ሀርባል ናታሃለ ይጽዋዕ ማለት እዩ::

እዚ ምስሊ እዚ ዘመልክተና ድማ ካብ ዓይነታት መፅሓፍ ኮይኑ ብተወሳኺ ድማ ብመንበረ ፓትሪያሪክ ቅድስተ ቅዱሳን ማርያም ገዳም ፈለገ-ሂወት ሰንበት ትምህርት ቤት ከም ዝተዘጋጀወ ይሕብረልና ማለት እዩ፡፡

ኣብ ናይ ኃይማኖት ዘርፊ ዘድኅበ ኮይኑ ናይ ሙስልም ማሕበረሰብ ከም ዝኾነ ድማ ይረድ እዙ ድማ ኣብዙ ቦታ ዝኾነ ናይ ክብረ ባዓል ኣካባብራ ከም ዘለ ካብ ምስሊ ንርዳእ።

እዚ ቦታ ኣብ ከተማ ኣኽሱም ዝርከብ ኮይኑ ማይ ሹም እናተበሃለ ይፍለጥ፡፡ ብተወሳኺ እዚ ሓፂን ድማ እቲ ተጠቃሚ ህዝቢ ከም መውረድን መደየብን ይጥቀመሉ ማለት እዩ፡፡

ካብ ናይ ማሽናት ዓይነት ኮይና ከምኡ ድማ ግሪደር ናተብሃለት ትፍለጥ ብተወሳኺ ድማ እዛ ግሪደር እዚኣ ሓመድ መጽረ ግን ካብ ቦታ ና ቦታ ሓመድ መኪና መፃዓንን ተጠቅም ማለት እዩ፡፡

ተምሃሮ ኮይኖም ምምሃር ሙስ ተ ምሃር ኣብዘይ ይብሉ ከምኡ ድማ ንንባዓልቶም ጸወታ ወግዒ ይገብሩኸም ዘለዉ የረድእ።

ናይ መነበሪ ገዛ ኾይኑ ዝ ድማ ከም መከላኸሊ ፀሓይትዋሂሉ ኣፍ ደገ ቖርቈሮ ተጊሩሉ ከም ዘለ ይረድእ ማለት እዩ ተወሳኺ ድማ ፉቕ ከም ዝኾነ ይረድእ::

እዚ ስእሊ እዚ ዘመልክቶ ድማ ቤተ መፃሕፍቲ ኮይኑ ከምኡ ድማ ተመሃሮ ግልጋሎት እናተጠቐሙ ማለት እውን መፅናዕቲ እናካየዱ ከምዘለዉ የምልክተና፡፡

ካብ ናይ መጽሕፍትን ጋዜጣን ዓይነት ኮይና እዛ ጋዜጣ ድማ ዝተፈላለዩ ዓይነታት ሓበሬታ ኂዛ ኸም ዘላ የረድእ ማለትውን ዝተፈላለዩ ብዙኅ ሓበረታ ኸም ዘለዋ የረድእ ማለት እዩ።

ናይ መሣርሒ ዓይነት ኮይና እዛ መሣርሒ ድማ ዓረብያ እናተበሃለት ትፍለጥ ከምኡ ድማ ብዓል ሓደ ተሽከርካሪ ጐማ ዘለዋን ብ ሰብ ከም እትድፋአን ድማ ይፍለጥ ማለት እዩ።

እዚ ምስሊ ዘሪኣና ድማ ካብ ዓይነታት እፅዋት ኮይኑ ስየ እንዳተባሀለ ይፍለጥ ከምኡ ድማ ፍረ-ፈርዩ ከም ዘሎ ካብቲ ምስሊ ክንርዳእ ንክእል ማለት እዩ።

ክፋል ሕርሻን ግርናን ኮይኑ ተኽሊ ብመልከዕ ፈልሲ ኣዘጋጅ ኸም ዘሎ የረድእ ብተወሳኽ ድማ እዙይ ፈልሲ ጊዜኣዊ ተኣሚጡ ኸም ዘለ ማለትውን ና ቀዋሚ ቦታ ክትከል ምዃኑ ይፍለጥ።

ናይ መንበሪ ገዛ ኮይኑ ኣብ ዝተፈላለዩ ገጠር ከባቢታት ዝኮነ ዝስራሕ ናይ መንበሪ እዩ፡፡ ብተወሳኪ ድማ ብሓመድ ዝድብደብ ምኳኑ ይፍለጥ ማለት እዩ፡፡

እዚ ምስሊ እዙይ እምብልታ እናነፍሑ ዘርኢ ዘሎ ምስሊ ኾይኑ። ከምኡ ድማ ኣብ ዝተፈላለዩ መድረኻትን በዓላትን ዝካየድ ስነ ስርዓት እዩ።

እዚ እንሪኦ ዘለና ምስሊ ድማ ፊደላት ትግርኛ ትብል መፅሓፍ ኮይና፤ ካብዚ ስእሊ ከምእንርደኦ ድማ ብጥዑም ፋል ከምዝተፀሓፈት የመልክተና፡፡

ካብናይ ምጋያጽን መማላኽእኒ ክፋል ኮይኑ እዙይ ሳምና ድማ ዉፂተኤረ ኸም ዝሆነ ይርድዕ ብተወሳኻ ድማ እዙይ ሳምና ኣፍሪ ህርባል ጥናት ሃላይ ክምፅዋዕ ይፍላይ ማለት እዩ::

እዙ ካብ ናይ መስተታት ዓይነት ዘብሃል ኮይኑ ፍሉይ መጸውዐ ሹሙ ድማ ግደር እናተብሃለ ይፍለጥ ማለት እዩ።

ናይ ሥራሕ ዘርፊ ዘርኢ ኮይ እዙ ድማ ሊስትሮ መተብሃላ ይፍለጥ እዝ ሊስትሮ ዝበሃለ ድማ ናይ ጫማ መጽረግን ጫማ መስፈይን ቦታ ሥራሕ ክንዝኾነ ይፍለጥ ማለት እዩ።

እዚ ዓይነት ባንዴራ ኾይኑ ናይ ጋንታ ኩዕሶ እግሪ መቐለ 70 እንደርታ መለለዪ እዩ፡፡ ብተወሳኺ ድማ ኣብ ስታድዮም ብድሙቕ ኣከባብራ የሕልፉዎ ከምዘለው የምልክትና፡፡

እዙይ ናይ ሥራሕ ቦታ ኾይኑ ዝተፈላለይ ምግታት ከምመብሰሊ እዩ ቦታን ከም መፍልሐ ሰፍራሊ ዓይንዳት መስተ ዝተማና ምዃኑ የረድእ መረትእዩ።

እዚ ምስሊ ዘርእየና ድማ መግለፂ ባህሊ ኮይኑ መብዛሕትኡ ኣብ ክልል ትግራይ ከባቢ ራያ ዝዝውተር ከምኡ ውን ኣብ ዓበይቲ በዓላት ኣብ ጥምቀት ዝዝውተር እዩ፡፡

እዚ ምስሊ እዚ ዘርኤና ድማ ካብ ዓይነታት መጋየፂ ኮይኑ ካብ ብረታዊ ባእታ ዝተሰረሐ ምኮኑ ይሕብረና። ማለት ውን ካብ ብሪ፣ ናህስ ዝኣምሰሉ ብተወሳኪ ድማ መስቀል ዘለዋ ኮይና መብዛሕቱኡ ግዜ ብደቂ ኣንስትዮ ኣሕዋትና ኣብ ክሳደን ዝኣስርኦ ምኳነን ይሕብረና።

ካብናይ ምፋለጢ ኽፋል ኮይኑ እዙይ ድማ ኃይለ ሪሶርት ዝተብሃለ ኣብ ጕንደር ዘርከብ ከም ዝኾነ የረድእ ማለት እዩ ብተወሳ ኽድማ እዙይ ዝተፈላሊ ግልጋሎታት ከምዝ ኣፍቲ ምፋለጢ ይኅብር ማለት እዩ።

ናይ ጵሎቲካ ጉዳይ ክፋል ኮይሉ እዙይ ናይ ኣይሁር ጵረዝዴንት ኣልሳን ኦታራ ዝተብሃለ ምስናይ ኢቲጴያ ሣህለ ወርቅ እናተ ዘራረዎ ኸም ዘለዉ የረድእ።

ናይ ጸጕሪ ቊንናኖ ዓይነት ዘርኢ ኮይኑ ብተወሳኺ ድማ ብናይ ሰብ ሥራሕ ጸጕሪ ዝኾነ ቊኖ ተጸባቢቖን ተማዕሪግን ከንዘለ የረድእ::

እዚ ምስሊ ዘርእየና ድማ ዓይነት ፅማቕ ኮይኑ ናይ ዝተፈላለዩ ዓይነትታት ፅማቕ ሕውስወቃስ ከም ዝኮነ የመልክተና፡፡

ካብዚ ምስሊ እንሪኦ ድማ ዓይነት ተክልታት መስኖ ዘመልክተና ኮይኑ እዚ ኣተካክላ መንገዲ ከም ስእሊ ንርድኦ ዘመናዊ ኣተካክላ ተተኪሉ ከም ዘሎ ይሕብረልና ማለት እዩ።

ናይ በረኻ እንስሳ ኾይኖም ከፍቲ በረኻ እናተውሃሉ ድማ ይፍለጡ ብተወሳኺ ድማ እዞም እንስሳ ማይ እናሰተዩ ከም ዘለዉ የረድእ ማለት እዮም።

እዚ ኣብ ምስሊ ዘርእየና ድማ ካብ ዓይነታ ቁኖታት ፀጉሪ ኮይኑ ጋመ እናተባሃለ ይፍለጥ ብተወሳኪ ድማ ናይ ሰብ ስራሕ ፀጉሪ ተጠቂማ ከም ዘላ ካብዚ ምስሊ ንርዳአ ማለት እዩ።

ናይ ጫማ ዓይነት ኮይኑ እዙይ ጫማ ድማ ብ ደቀ ኣንስትዮ ዘርገ ጽ ኸም ዝኾነ ይፍለጥ ማለት እዩ ብተወሳኺ ድማ ናይ ቖርበቱ ጽእትከም ዝኾነ የረድእ ማለት እዩ።

እዚ ምስሊ እንሪኦ ዘለና ዘበናዊ መሳርሒ ሙዚቃ ኮይኑ፣ ሳክስፎን እናተባሃለ ይፍለጥ። ከምኡ ድማ እዚ ሓውና ክዳን ለቢስዎ ዘሎ እውን ባህላዊ ዝተላበሰ ምዃኑ ይሕብር ፡፡

እዚ ዘርኤና ድማ ናይ ገዛን ናይ ቢሮን ኣቑሑ ት ኮይኖም ክልተ ወናብር ከምዘለዉ የመልክተና፡፡ ከምኡ ድማ እቲ ሓደ ካብ ዕንፀይቲ ሓፂንን ዝተሰርሐ ከምዝኾነ እቲ ሓደ ድማ ብዘመናዊ መልክዕ ኣሰራርሓ ከምዝተሰርሐ የመልክተና፡፡

እዚ ምስሊ እዚ ዘመልክተና ድማ ብዛዕባ ፖለቲካዊ ጉዳይ ኮይኑ ከምኡ ድማ ኣብ ጎዳናታት ሰላማዊ ሰልፊ ወፂኦም ከምዘለዉ የመልክተና፡፡ ብተወሳኺ ድማ ናይ ብዛዕባ ክልል ትግራይ ዘድሃበ ምዃኑ ካብ ምስሊ ንርዳእ፡፡

እዙ ናይ መሳርሒ ዓይነት ኽፋል ኮይኑ ፋስ እናተብሃለ ድማ ይፍለጥ እዙ ፋስ ዝበሃል መሣርሒ ድማ ንዘ ተፈልለ ዕንፀይቲ ከም መጭደዲ መቝረፂ ጠኦሙና ማለት እዩ።

ናይ መጋያፂ ክፋል ኮይ፤ እዛ መጋያፂ ድማ ውፂት ሓጺን ከም ዝኾነት የረድ ብተሳኽ ድማ እዛ መጋያፂ እዚኣ ናይ ዕምበባ ቕርፂ ከም ዘለዋ የረዲ ማለት እዩ።

ናይ ቤት ምግን መስተኒ ኽፋል ኮዩም እዙይ ድማ ብ ባሃለዊ ኣጥቓዖማ ኣፍላልኃን ብና ተጠቐማ ቡና እነቐድሐትን ነፍልሐትን ከም ዘለ ይረድእ።

እዚ ስእሊ ዘምልክተና ድማ ናይ ዕዳጋ ቦታ ከምዘሎ ኮይኑ ብፍላይ ኣብዚ ቅድሜና ዝርኣየና ዘሎ ምስሊ ዝተፈላለዩ ከቦርታተት ዝሓዘ ኮይኑ ድማ ብምቅፃል ድማ ዝተፈላለዩ ፊስቶታት ብምቅፃል ፍርናሻትን ከምዘሎ ካብዚ ምስሊ ክንርዳእ ንኽእል።

እዙ ናይ መጋያጽን መመላኽዕን ክፋል ኮይኑ ኣብ ሓደ ቦታ ብዝተመላኸዐ መንገዲ ናይ መድረኽ ዝግጅት ገይሩ ከም ዘለዎ የመልክት ብተወሳኺ ድማ እዚ መድረኽ እዙይ ብጣዕሚ ተመላኽዑን ተጸባቢቁን ከም ዘሎ የርድእ።

እዚ ምስሊ ዘምልከተና ድማ ዓይነት ትካል ፋብሪካ ፋኑስ ዝተብሃለ ሳሙና ዘምርት ኾይኑ ብማሕበር ከም ዝተመስረተ ድም ካብ ዚ ምስሊ የርድኣና።

ናይ ስጶርቱ ክፋል ዘድህ ኮይኑ ከምኡ ድማ ቤልግ መዊት ዝኾና በብመዓልሉ ኣዓ ክልተን ኪሎ ሜርን ልዕሊዑን ዝጐይዩ በዓል ሓዓሙን ዓመት ዝዋኑ ኣብ ሓደ ዓመት ዉሽጢ ልዕሊ ዓሠሓሽሽሕ ኪሎ ሜር ኅቖት ክሸፊኖም ሓሽ ክብሮሰን ከም ዘመዘገዉ የረድእ ማለት እዩ።

ዓይነት መፋለጢ ኮይኑ ናይ ንዳ ቤት ቊርስን ምግብን ቦታ ኸም ዞኾነ የመልክተና ብተወሳኺ ድማ እዙይ ቤት ቊርስን ምግብን ናይ ኣበባ ዝተብሃለ ሰብ ምስል ክቕጥሩን እቲ ዓይንት ምግብ ዘቐርቦን ተለጢፉ ኸም ዘሎ ይኅብር::

እዚ ምስሊ ዘማላኽተና ድማ ኣብ ከተማ ኣኽሱም ዝርከብ ኾይኑ ቤት ምግብን መስተን ናይ ቤት ምግብን መስተን ቦታ ኮይኑ ዳኣማት ሆቴል እንዳተባሃለ ይፍለጥ።

እዚ ምስሊ እዚ ዝሕብሮ ምስሊ ናይ ቤተ ክርስትያን ኮይኑ ከምዚ ንሪኦ ዘለና ድማ ፈረንጂ ብጉብይት መልክዕ ወይ ድማ ክስዕሞ ናብኡ ኣንፈት ይጉዓዙ ከም ዘለዉ ይሕበር።

እዙይ ኻባ ኅነያት ኤሌክቶሮሚክስ ኮይኑ ፍሉ መጸዊዑ ሽቡ ድማ ጀኔሬተር እናተብሃልይ ፍለጥ እዙይ ብዙኅ ኤኅነተት ጀኔሬተር ሚግልጋሎት መሸጣእ ዳጋ ተዘጋጅ ከም ዘለ የረድእ።

እዚ ድማ ካብ ዓይነታት ዝረኣቲ ሓደ ኮይኑ መሸላ ተባሂሉ እዉን ይፍለጥ:: ከምኡ ድማ ከምቲ ንሪኦ ዘለና ተኣኪቡ በቢ ጉጅለ ተኣሲሩ ከምዘሎ ይሕብር ።እዚ ምክንያት ዝኮነሉ ድማ ብሓይሊ ንፋስ ይኩን ብዝተፈላለዩ ምክንያታት እናወደቀ ናብ ሓመድ ከይወድቅ መከላከሊ ከምዝኮነ የምልክተና ።

ኣብ ገጠራማ ከባቢ ኮይኑ መብዛሕቲኡ ጊዜ ድማ ኣብ ቈላ ከባቢ ዝወቅል ተኽሊ ኮይኑ ዓይነት ዕቃ እዩ ። ፍሊይ ሹሙ ድማ ዕቃ ጥልያን እናተብሃለ ይፍለጥ።

ካብዚ ምስሊ እዚ ንሪኦ ድማ ክፋል ሕብረተሰብ ኮይነን ኣሕዋትናን ኣዴታትናን ደቂ ኣንስትዮ ከምዘለዋ የረድአና። ከምኡ ድማ ባህላዊ ዝኾነ ኣከዳድና ተኸዲነን ከምዘለዋ የመልክተና ማለት እዩ።

ናይ ጻሒፈት መሣርሒ ዓይነት ኾይኑ እዝ ድማ ኣሞ ዙኃት ወከ ማርከር እናታብሃለ ይፍለጥ ብታውሳኸ ድማ ብ ዘተፈላለይ ዓይነታት ኅድሪ ከም ዘለዉ ይረድእ።

ናይ ጥበብን ባህልን ክፋል የኮይኑሞኸሙ ድማ ምነእሰሽ ደቃ ንስትን ደቂ ተብዕትዮን በገና ኂዞም ኣብዝኾነ ክብረ ባዓል እናተጐዓዙ ከም ዘለዉ የመልክድ ማለት እዩ።

ናይ ጋዜጣ ክፋል ኮይኑ ዝተፈላለዩን ዛዕባታትን ሓበሬታታትን ከም ዝሓዘ የመልክት። ንኣብነት ኣብ ሕወሓት ዉዱብ ዘድሀበ ፣ ኣብ ቆርቆሮ ፋብሪካ ኣዳማ ዘድሀበ እተፈላለዩ ከም ዘለዉን የረድእ።

አዚ ምስሊ እዚ ዘርእየና ድማ ካብ ዓይነታት ናይ ገዛ ኣቑሑ ሓደ ኮይኑ ውፅኢት ዕንፀይቲ ከምዝኾነ ካብ ስእሉ ምርዳእ ንኽእል፡፡ ብተወሳኺ ድማ ዝተፈላለዩ ግልጋሎታት ከምዝህብ ንኣብነት ከም መስትያት መርኣዪ ዝጠቅም ምዃኑ ክንርዳእ ንኽእል ማለት እዩ፡፡

ናይ ዜና ኣው ትድርክፋል ኮይኑ ትግራይ ቴሌብስን ብ ቛንቋ ትግርኛ ኣግልጋሎት ቀድሪ ሰዓትድም ፈርቓን ዕለቲ ሓደ ጥቕምቲ ኽልተሽሕን ዓሠሸዋዓዕተን ዓመተ ምህረት ብዛዕባ ደገፍ ማኅበር ቀየሕ መስቀል ኢቲኦብያ ከምኡ ድማ ማኅበር ቀየሕ መስቀል ኢቲኦጴያ ዕሊዓሠርሸዉዓተ ሚልምበር ዝግመት ኣፍውስናውት ሕክምና ደገፍ ከም ዝገበረ የረድእ።

እዚ ምስሊ ዝሕብረልና ድማ ተፈጥራዊ ሃፍቲ ማለት እውን ሃፍቲ ተፈጥሮ ዝኾነ ቃላይ ብጣዕሚ ሰፊሕን ገፊሕን ዝኮነ ሃፍቲ ተፈጥሮ እዩ

ናይ ሱፐር ማርኬት ኣቝሖት ክፋል ኮይኑ እዝ ኣቝሐት ድማ ብዝተፈላለ ዓይነት ሠራሕቲ ኸም ዘለዉ ይረድእ ማለቲ ውን ግሩም ዝብል ፋፋ ዝብል ተሳድሚ ካልኦት ከም ዘለዉ የረድእ ማለትእዩ።

ናይ ሕርሻን ግርናን ክፋል ኮይና ፤ዘመናዊት መሣርሒት እያ። እዛ ዘመናዊት መሣርሒት ድማኒ እኽሊ ካብ ሓሰር ማለቱውን ጣፍ ካብ ሓሰር ሥርናይ ካብ ቦኦቕ ተፈላልዮ ኣይንዳ ዝረእቲ ከም መምህረቲ ትጣቅመና እያ።

እዚ ምስሊ ድማ ቤተክርስትያን ኮይኑ ብጣዕሚ ብዝኾነ ምክንያት ሓደጋ በፂሕዎ ቆርቆርኡን ገለን ፈሪሱ አብ ዕንወት ዘሎ ዘምልክተና ምስሊ እዩ።

ናይ ሱጶር ማርከት ኣቝሑት ዓይነት ጐይኑ እዝ ድማ ናይ ጸባ ብመልከ ኅርጭ ተኣሽጉ ከም ዘለዉ የረድ እዙይ ሥራሕ ድማ ማማ ዝብል ከም ዝኾነ ብተወሳኻ የረድ ማለት እዩ።

ናይ ተፈጥሮ ክፋል ኮይኑ ከም እንርድኦ ኣብ በረኻ እዝ ኸውሒ ዝኾነ ጕድጓድ መሣል ከም ዘለዎ የረድ ብተወሰኺ ድማ እዙይ ኸምዘይ ዓይነት ጕድጓድ መምዛሕቲ ከባቢ ቋቝራ እናተውሃለ ይፍለጥ።

ኣብ ናይ ኣትክልትን ኣኅምልትን ጉዳይ ዘድሃበ ኮይኑ ከምኡ ድማ ዝተፈላለዩ ዓንንታት ኣትክልቲ ኣብ ናይ ግልጋሎት ዕዳጋ ምሸጣ ቐሪቦም ከም ዘለዉ የረድእ ማለት እዩ።

እዚ ዓይነት መፅሓፍ ሳሮን ዝብል መፅሓፍ ኮይኑ እንግሊዘኛ፣ ሒሳብ፣ ትግርኛ ኣጠቓሊሉ ዝሓዘ ከምዝኾነ የመልክተና፡፡ ብተወሳኺ ድማ ካብ ኣብ መዋእለ ህፃናት ዝርከቡ ከምኡ ድማ ካልኣይ ክፍሊ ዝጥቀምሉ ምዃኑ ይሕብር፡፡

ናይ ቤት ምግን መስተን ክፋልህ ኮይኑ እዙ ናይ ቤት ምግን መስተን ድማ ዳውን ታውን ካፌ እናተውሃለ ኸም ዝጽዋዕ የረድእ ኣብዚ ካፌ እዙይ ድማ ሓደ ሽማ ግለን ሓደ መንእ ሰይን ከም ዘለዉ ካፍቲ ምስለ የረድእ።

ናይ ፖሎቲካ ጕዳይ ዘደኅበ ኾይኑ እዙይ ድማ ክቡር ዶር ደብረጽዮን ገብረሚከኤል እናተብሃለ ይፍለጥ ብተወሳኸ ድማ እዝ ሰብ ኣብዝሕጅ እዋን ናይ ሕወኃት ውድብ ኣቦ ወምበር ከም ዝኾነ ይፍለጥ ማለት እዩ።

ካብ ናይ ሕርሻን ግብርናን ዓይነት ዘርፊ ኮይኑ እዛ ማሽን ድማ ዘመናዊት መሣርሒቲ ኮይና ዓፃዲት ትበሃል ከምኡ ድማ ጊዜ ብምቕጣዊ ግሎት ብምቕጣዊ ኣብዛ ሓፃረ ሰዓት ናይ ብዙኅ መህርቲ ምቕካብ ዕድል ኣለዋ።

ካብ ተፈለጥቲ ሰባት ኮይኑ ጠቅላይ ኢታማዡር ሽም ጀ ነራል ሰዓረ መኮነን ይበሃል። ብተወሳኺ ድማ ኣብ ሕጂ እዋን ብሂወት ከምዘየለ እውን ብኣስኻሕኻሒ ዝኾነ ቅትለት ከምዝተቀተሉን ይፍለጥ።

ናይ ኣርኪቴርን ሕንፃ ሠራሕን ክፋል ኮይኑ ዝ ድማ ኣብ ናይ ቤተ ክርስቲያን ኣክሳን ፂዮን ማርያም ዝርከብ ናይ ዙርያ ምካባብያኾም ዝኾነ ይፍለጥ ብተወሳኺ ድማ ብ ዝተፈላለ ዓንታት ቅርጺ መስቀል ናይ ቤተ ክርስቲያን ምስልታት የርኢ ኸም ዘለ የርድእ።

እዚ ምስሊ ዘሪኤና ድማ ኣባላት ሕብረተሰብ ስድራን ኮይኖም ባህላዊ ሳዕሲዒት ብባህላዊ መግለፂ መንነቶም የርኢ ከምዘሎ የመልክተና ማለት እዩ፡፡

ካብ ዓይነታት መፋለጢ ዘድሃበ ኮይኑ ከምኡ ድማ እዙይ ምፋለጢ ብዛዕባ ናይ ኢቲዮጵያ ፖስታ ዝሕብር ከም ዝኾነ የረድእ ማለት እዩ።

ናይ መጋያፂ ክፋል ኮይኑሁ ኮምኦ ድማ ከም እነርኦ ኣብ ክሳዳ ኣብ ዝተፈላለዩ ክፍል ኣካራት ሰውነታ ከም መጋያፂ ተተቐማትለዉ ኸም ዘላ የረድእ።

ናይ ሥራሕ ቦታ ከም ዝኾነ ዘረድ ኮይኑ እዝ ድማ ናይ ነዳዲ ምሸጢ ኸም ዝኾነ የረድእ። ክተወሳኺ ድማ ኣብዚ ቦታ እዙይ ክልተ ሠራሕተኛ ተመዲዎም እና ሠርሑ ከም ዘለዉ የረድእ።

ካብ ናይ ገዛ ዓይነታት እንስሳሓ ኮይኑ ዙ እንስሳሓ ድማ ጢል እናተብሃለ ይፍለጥ እዝ ጥል ድማ ኣብ እግሮ ተኣሲሩ ከምኡ ድማ ኣብ ገዛ ተዓጺኡ ከም ዘለ የረድእ።

እዚ ምስሊ እዚ ዘርእየና ድማ ካብ ዓይነታት ስፖርት ኮይኑ፤ አብ መፃወቲኦም ቦታ ይፃወቱ ከም ዘለው ካብቲ ምስሊ ክንርዳእ ንክእል ማለት እዩ፡፡

እዚ ምስሊ እዙይ ዘረእየና ድማ ካብ ዓይነታት መጋየፂ ኮይኑ ውፅኢት ሓፂን ከም ዝኮነ የምልክተና። ብተወሳኪ ድማ ኣብ መብዛሕትኡ ግዜ ኣብ ክሳድና ዝእሰር ከም ዝኮነ ይፍለጥ ማለት እዩ።

እዙይ ናይ መፋለጥ ዓይነት ክፋል ኮይኑ ኣጀት ዝተብሃለ ባርን ሬስቶራንትን ከም ዝኾነ ይረድቕ መለቲ ክተወሳኺ ድማ ኲሉሻ ሮውዕን ዓርብን ናይ ፆም ምጊ ግልጋሉት ከም ዝህብ የርድእ መለጥ እዩ።

ካብናይ ምጋያጽን መመላኽዕታትን ክፋል ዘርኢ ኮይኑ እዛ መኪና ድማ ብዘተፈላለየ ዕምበባታትን መገያጸታትን መዕሪጋን ጸቢዖን ከምዘላ የርድእ ማለት እዩ::

ናይ መንበሪ ገዛ ክፋል ኮይኑ እዙ ጐዛቲ ድማ ብዘተፈላን ዓነታኣት መልከዕ ተሠሪሖም ከምዘለዉ የረድ እዙ ድማ ከም መብዙሕቲ ኽብታት ደብሪ እናተዉሃለ ጽዋዕ ማለት እዩ።

እዚ ምስሊ ዘመልክተና ድማ ዓይነት እንስሳ ወዓግ ዝተባሃለ ካብ ዝኾነ መከባብያ ክኣትዋ ወይ ድማ ካብቲ መካበብያ ክወፃ ዘርኢ ምስሊ እዩ፡፡

ካብናይ ቱርስም ክፋልን ዘርኢ ኮይኑ እዙይ በረኻ ድማ ናይ ሰም መሰል ሕበይ ዝበሃሉ ማለትዉን ጋውና እናተውሃለ ዝፍለጡ ንስሳ ከም ዘለዉ የረድእ ማለት እዩ።

እዝ ከብናይ ኣርማ ክፋል ኮይኑ እዝ ኣርማ ድማ ኢብሢ ዝውክል ማለትዉን ኢቲዮጴያ ብሮድካስቲን ቆርጵሬሴን ዝተብሃለ ትካል ዝውክል ኣርማ እዩ።

ካብናይ መስተታት ዓይነት ክፋል ኮይኑ እዙ መስተ ድማ ስዋ እናተብሃለ ይፍለጥ። እዚ ስዋ ኣብ መስተይ ተቐዲሑ ክስተ ተዳልዩ ከምዘሎ የረድእ ማለት እዩ።

እዚ ኣብዚ ምስሊ ዘመልክተና ድማ መእከል መሳርሒ ኤሌክትሮኒክስ ኮይኑ ከም ስእሉ ዘርደአና መሸጥን መፀገንን ኮምፒተር ተዛምድቲ ዝኾነ ኣቑሑት ዝህብ ግልጋሎት ከም ዝኾነ ይሕብር።

ናይ ሕጊ ኣኽበርቲ ኣካላት ኮይኖም ኣብ ዝኾነ ቦታ ናይ ሕጊ ስነ ሥርዓት ግልጋሎት እንሃቡ ኸም ዘለዉ የረድእ::

ናይ ፋሽኒ ምርኢቲ ኽፋል ኮኑ ኸም ንሪእዮ ዘለና ብ ናይ ዘምናዊ ኣከራ ድማ ፋሽን ምርኢት ማርአየትን ከም ዘሎ የረድዒ ማለትየ።

እዙይ ናይ ኣርማ ኽፋለ ኮይኑ ብሔራዊ ኣልኮሃልን ናይ ኣረቅ ፋብሪካን ከም ዝኾነ ይረድእ ማለት እዩ። ዝተመሰረተ ድማ ካብ ሽሕንሻዓቶም እትምሽድሽን ኣምተምህረት ዝጀመረ ምዃኑ ካፍቲ ምስን ይረድእ።

ካብዚ ምስሊ ንርድኦ ድማ እዚ ቦታ እዚ ናይ ስራሕ ቦታ ኮይኑ ዝየፈላለዩ ዓይነታት ጫማን፣ ክዳንን ዝሓዘ ከምዝኮነ የመልክት ማለት እዉን ናይ ደቂ ተባዕትዮን፣ ናይ ደቂ ኣንስትዮን፣ ናይ ህፃናት ከምኡ እውን ዝተፈላለዩ ጫማታት መሸጢ ቦታ ከምዝኾነ ይሕብር ።

ካብ ናይ መፋለጢ ዓይነታት ዝኾኑ እዙይ ድማ ናይ ኢቲጵያ ጶስታን ምጕዕዓስ ድልጋሎት ክንጥቀ ሓበሬታ እናብ መሓላለፈ ከም ዘሎ ከፍቲ ምስሊ የረድእ ማለት እዩ ::

ክፋል ኅብረ ተሰብን ስድራን ኮይኖም ኣብ እግሪ ጽላል ዳዕሮ ከፍ ኢሎም ብሓደ ብዛዕሓደ ጉዳይ ኣልዒሎም ብዛዕብኡ ሚይ ጥናጐሩ ኸም ዘለዉ የረድእ ብተወሳኺ ድማ እዛዓይነት ባህሊ ኣከዳድና ኣገላ ልፃን ካሃውታት ራያ ኸም ዘዉተር የረድእ።

እዚ ዓይነት ህንፃ ስራሕቲ ኮይኑ ኣብ ከተማ ኣክሱም ፍሉይ ቦታ ኣክሱም ዩኒቨርስቲ ዝርከብ እዩ። ብተወሳኺ ድማ መእተዊ በሪ ከም ዝኾነ የምልክተና ከምኡ እውን ገና ዘይተመለአ ኣብ ስራሕ ከም ዘሎ ንርዳእ።

ካብናይ በረኻ ንስሳ ዓይነት ኮይኑ ኣበሳ እናተብሃለ ይፍለጥ ከምኡኡ ድማ ብጥዓሚ ዘኃይልን ጕሉ በታምን ከም ዝኾነ ድማ ይፍለጥ ማለት እዩ።

እዚ ምስሊ እዙይ ኣብ ገጠራማ ዝኾነ ኸባቢ ክልል ትግራይ ብፍላይ ኣብጨቆለማ ኸባቢ ይዝውተር።

ካብ ዓይነታት ምስተ ኮይኑ ስዋ እናተብሃለ ይፍለጥ እዙይ ሥዋ ድማ ኣብ ክሊተ መቕልሒ ተቐድሒቡ ከም ዘለዉ የረድእ መለት የተሓደ ድማ ብርጭቆ እንተን ተሓደ ድማ ታኒካ እናተብሃለ ይፅዋዕ።

እዚ ምስሊ እንሪኦ ዘለና ድማ ካብ ዓይነት መፅሓፍቲ ኮይኑ ብተወሳኪ ድማ ዝተፈላለዩ ስነ ፅሕፋውን ባህላውን ዓንቀፃት ዝሓዘ ከም ዝኮነ ይሕብረና። ከምኡ እውን ናይ ደረስቲ ናፅነት እትብል ኮይና ብግርማይ ነጋሽ ከምዝተፀሓፈት የመልክተና ማለት እዩ ።

እዚ ምስሊ እዚ ዘርእየና ድማ ናይ ሃይማኖት አቦታት ኮይኖም ከምኡ’ውን ናይ ኦርቶዶክሰ ተዋህዶ ቤተ ክርስትያን እምነት ተኸተልቲ ከም ዝኾኑ ካብዚ ስእሊ ክንርዳእ ንኸእል ማለት እዩ፡፡

ካብ ዓይነታት ጫማ ኮይኑ እዙይ ጫማ ድማ ብ ደቂ ኣነስትዎ ዝዝተር ከም ዝኾነ ይፍለጥ ማለትዉን ሙዛዕቱ ጊዜ ደቂ ኣንስትዎ ዝረግፅኦ ኸም ዝኾነ ይፍለጥ ማለት እዩ።

ናይ ኅብረተሰብ ሥድራም ክፋል ዝኾነ ዘርድእ ኾይኑ እዞም ሕፃዉንቲ ድማ ብ ባሃሎም ኣከዳድና መሠረት ተኸዲኖምን መዕሪጎምን ከም ዘለዉ የረድእ ማለት እዩ::

እዚ ምስሊ ዘርእየና ድማ ካብ ዓይነታት እንስሳ ዘገዳም ሓደ ኮይኑ ብኣብዝሓ ኣብ ንኣብነት ማእከላይ ዞባ ሓክሊ ሙጩ እንዳተባሃለ ዝፍልጥ እንስሳ ዘገዳም እዩ፡፡

ናይ ኣትክልትን ፍራ ምረን ዓይነት ክፋል ኮይኑ ፍሉይ መጸዊዐ ሹሙ ድማ ስትሮ በሪ ይበሃል እዙ ስትሮ በሪ ዝተብሃለ ተኽልየ ድማ ዘብላዕ ኾም ዝኾነ ይፍለጥ።

እዚ ምስሊ እዚ ዘርእየና ድማ ኣብ ክልል ትግራይ ፍሉይ ቦታ ከተማ አክሱም ዝርከብ ኮይኑ ከም እትሪእዎ ሓወልቲ ይርአየና ኣሎ፡፡ ብተወሳኺ ድማ እቲ ህዝቢ ዝኾነ ዓይነት በዓል ደሚቑን ማዕሪጉን እንተኽብር የርድአና ማለት እዩ፡፡

ናይ ኃይማነታዊ ክፋል ዘመልክ ትኮይኑ ከምኡ ድማ እዝም ኣኅዋትና ናይ ተግሊል ስነ ሥርዓት ፈጺሞም ከም ዘለዉ የረድእ ብተወሳኺይ ድማ ሕጅ ክፊ ኢሎም ዕራፍቲ እናወሰዱ ከም ዘለዉ የረድእ።

ናይ መሠረተ ልምዓት ዘድሀበ ኮይኑ ከምኡ ድማ ዝተፍላልይ ሓደሽቲ ሕፃ ናተሠርሑ ከም ዘለዉ ይኅብር ብተወሳኺ ድማ ሰባት ኣብ ጐደና ጸርጋያ ናተ ጕዓዙ ከም ዘለዉ የምልክቲ ማለት እዮ::

እዚ ምስሊ እንሪኦ ዘለና ድማ ሕጊ ኣክባሪ ኮይኑ ኣብ ማእከል ከተማ ብብሽክሌታ እናተጉዓዘ ንርዳእ ከምኡ ድማ ብተወሳኺ ናይ ሕጊ ኣካል ዝኾነ ሜትር ፈርኒቸር ዝብል ተኸዲኑ ከም ዘሎ የመልክተና።

ኣይተ ጌታቸው ረዳ ጊዜያዊ ምምሕዳር ክልል ትግራይ ምስ ጻርቃን ገብረ ትንሳኤ ከምኡ ድማ ብቶ ሰሓይ ምስ ተፈላለዩ ስለ ሥልጣናት ኣለዉ።

ናይ ገዛ መንበሪ ዓይነት ክፋል ኮይኑዎ እዙይ ገዛ ድማ ኣፍቲ ደብሪ ብእንፀይቲ ተሠርሒ ኸም ዘለ ይረድእ መወዙሕቲ እገዛዊቲ ብስሚንቶ ኸምሥራሕ ሕጀ ድማ ብዕንፀይቲ ተሠርሒቡ ከም ዘለ ይረድእ ማለት እዩ።

ናይ ኣብ ሁነ ጴንጤ ሌዎን ገዳም ኮይኑ ኣብ ሴሜን ኢትዮጵያ ዘርከብ ፍልይ ድማ ክልል ትግራይ ከተማ ኣክሱም ብተወሳኺይ ድማ ካብ ኣኽሱም ንኣንፈት ሰሜን ምብራ ዝርከብ ገዳም እዩ።

ካብናይ ኤሌክጥሮንክስ ኣቝሐቲ ኽፋል ኮይኑ ሄድፎን ናታ ሃለ ድማ ይጽዋዕ ካምኡ ድማ ም ድምፂ መስሙዐ ይጠቕመና ማለት እዩ።

እዚ ምስሊ እዙይ ዘረደኣና ድማ ካብ ሕጊ ኣኽበርቲ ኣካላት ወይ ድማ ፀፅታ ኣባል ኮይኑ ብመልክዐ ጋሻ ተዓዲሙ ከይዱ ከም ዘሎ የመልክተና።

ናይ ቤት ምግብን መስተን ቦታ ኾይኑ ናይ ድራፍት ቤት ከም ዘለዎ ከም ዘለዎ የመልክተና ማለት እዩ፡፡ ብተወሳኺ ድማ ናይ ዝተፈላለዩ ዓይነታት ስራሕ ቦታ ከም ዘለዉ ይርዳእ፡፡

ናይ መፋለጢ ማእኸል ኮይኑ ዝተፈላል እዩ መፋለጥታት ከም ዘለዉ የረድእ ማለትውን ከም እስፔሻያል ናይ እኽሊም ሸዋጣ ሸዋጥን ናይ ኣሊፍ ብዝኔስ ማእኸል ከም ዘለ የረድእ ማለት እዩ።

ናይ ኣትክልትን ኣኅምልትም ክፋሉ ዘመልክቲ ኾይኑ ብተወሰኺ ድማ ዝተፈላለዩ ዓይነታት ተክል ከም ዘለዉ የርድአና ማለት ዉን ከም ባናና ኣባካዶ ወዘትን ኣምስዕሎ ከም ዘለዉ ማለት እዩ።

ናይ ጥበብን ባህልን መግለፂ ኮይኑ ክልተ መርዓትን መርዓውን አብ ቤተክርስቲያን ስርዓተ ተክሊል እናፈፀሙ ዘለው።

እዙ ናይ ሱጰር ማርከት ዓይነት ኣቕሑ ኾይኑ ፖስታ እናተብሃለ ይፍለ እዝ ድማ ብን ዘተፈላለዩ ዓይነት ሠራሕቲ ተዘጋዩጂዮ ተዳልን ከም ዘሎ የረድ መለት እዮ።

ኣካል ጥበብን ባህልን ኮይኑ ሓንቲ ኣደ ብ ብሃላዊ ኣከዳድና መልከዕ ማዕሪጋን ጸቢቓን ከምዘላ የረድእ ብተወሳኺ ድማ ኣብ ሶፋ ከፊላ ኸም ዘላ የረድእ።

እዚ ምስሊ እዙይ ድማ ዘመላኽተና ኣብ ውሽጢ ኣኽሱም ዩኒቨርስቲ ኾይኑ ዓይነት ተኽሊ ከም ዝኾነ የርደአና ኣብዚ ዝርአዩ ዘለው ድማ ቃንጫ ሓርማዝ፣ በናና ፣ማንጎ ከሞ ዘለው የርደአና።

መብዙሕቲኡ ኣብ ናይ ቢሮ ቦታ ዘገልግል ይኮይኑ ውፅት ዕንጻይቲ ከም ዝኾነ ድማ የረድእ እዙይ ብዓል ሠለስተተ ሰሓብን በዓል ኣርባዕቲ በሪ ከም ዘለዎ የረድ ክተወሳኸ ድማ ደረጃ ክልተ ኸም ዘለዎ የረድእ።

እዚ ምስሊ ዘርእየና ድማ ካብ ዓይነታት ተሽከርከርቲ ኮይና በዓል ክልተ ጎማ ተሽከርካሪ ዘለዋ ኮይና ንሓደ ውልቀ ሰብ ክትሕዝ እትክእል ዓይነት ተሽከርካሪት እያ፡፡ ከምኡ ድማ ዘመላክተና ስራሓ ፎኑክስ ምኳና የመልክት፡፡

እዚ ምስሊ እዚ ዘርእየና ድማ ካብ ዓይነታት መጋየፂ ሓደ ኮይኑ ዉፅኢት ዕንፀይቲ ዝተሰርሐ ምዃኑ የረድኣና። መብዛሕቲኦም ድማ ኣብ ከባብታት ክሳድና ዝእሰር ምኳኑ ይፍለጥ።

ናይ ዘይና ኣውትር ኽፋልንዘድሃበ ኮይኑ ከምኡ ድምባር ናይ ኢቲጴያ መንግሥቲ ናይ ሊምዓት ኣጋራት ዝኾኑን ናይ መንግሥቲ እሱራትን ክፍትሑ ከምኡ ድማ ብሕጋዊ መንገዲ ክሢ ኽምሥረቶም ሓርታ እናም ሓልፈኹም ዘለ የረድእ ማለትዩ።

ናይ ሕብረተሰብን ስድራን ክፋልዊ ኮን ከም እነር ሂለና ኣሓንቲ ኣዲ ድሮ ኂዘን ከምኡ ድማ ዝፀሓይ መቀልሃሊ ጽላል ኣጽሊላን ደውልን ከም ዘለዋ የረድእ ማለት እዩ።

እዚ ምስሊ እዚ ዘርእየና ድማ ዝተመዛበሉ ህዝቢ ኮይኖም ሰላማዊ ሰልፊ ይወፅዩ ከምዘለዉ ዝሕብር ኮይኑ ብተወሳኺ እውን እዚ ናይ ኣገልግሎት ቴለቨዥን ይመሓለፍ ከምዘሎ የመልክተና፡፡ ብተወሳኺ እውን ድምፂ ናይ ምስማዕ ዝተሳእኖ ምልክት ተዓጂቡ ምዃኑ ካብዚ ስእሊ ክንምልከት ንኽእል፡፡

እዝ ድማናይ ባህሊ ጠብን ዘድሃበ ኮይኑ እዞም ሰባት እዚኦም መብዙሕትኡ ክዳን ከም ዘይጥቆሙን ከምኡ ድማ እቲ መንበሪ ገዞኦም ካብ ሣዕሪ ማለቱ ንዉፂት ሰዕሬ ዝኾነ ዝተሠርሐ ኸም ዝኾነ የርድአና ማለት እዩ ::

ናይ ዜና ኣውትር ክፋል ኴይንዉን ናይ ኣፍሪካ መሓረ ሰብ ናይ ነራህትይ ምጥቃምጕልጓልት ሕጽረት ኳም ዘለ የረድቕ እዝ ሕጽረት ምፍታሕ ድማ ከባብ ሠሓሙም ብልዮን ላር ከም ዝተመደበ የረድእ ማለት አዩ ::

እዚ ምስሊ ድማ መስሕብን ቱሪዝምን ብተወሳኺ ድማ ታሪካዊ ቦታ ኮይኑ ኣብ ከተማ ኣኽሱም ይርከብ፡፡ ብፍሉይ ቦታ ድማ ኣብ ሓወልቲ ኣኽሱም ማለት እዩ፡፡ እዚ ንሪኦ ዘለና ኣእማን ድማ ንሓወልቲ መስርሒ ይጥቀሙሉ ከምዝነበሩ ሓበሬታ የመልክት፡፡

ናይ መሰረታዊ ልምዓት ኮይኑ ፍሉይ መፀዊዑ ናዚ ስራሕ ቦታ ድማ ሊስትሮ ናተብሃለ ይፍለጥ ብተወሳኺ እዚ ሊስትሮ ዝበሃል ጫማ መፅረግን ምስፈይን ዝተፈላለየ ግልጋሎት ንምሃብ ዝጠቀም ማለት እዮ።

እዙይ ምስሊ ዘርእየና ድማ ኣሕዋትና ኣባላት ቀዳማይ ብርኪ ቤት ምህርቲ ተማህሮ ካይኖም ክላስ እናተኸታተሉ፣ ከም እትርእይዋ ሓፍትና ድማ ብድቃስ ተጠቂዓ ከምዘላ እዙይ ምስሊ ከርደአና ይክእል ማለት እዩ።

ናይ ኣርማ ምልክት ኮይኑ እዙይ ኣርማ ድማ ናይ ኣዲስ ኣበባ ዩኒቨርስቲ ዘምልክት ኣርማ ኸም ዝኾነ የረድእ ማለት እዩ፡፡

እዚ ምስሊ እዚ ዘርእየና ድማ ክፋል ናይ ቤት ትምህርቲ ኮይኑ ኣቑሕትን ህንፃታትን ዓንዩ ካብ ኣገልግሎት ወፃኢ ኮይኑ ከምዘሎ የመልክተና፡፡ ከምኡውን ወንበራትን እቲ ህንፃ ካብ ኣገልግሎት ወፃኢ ኮይኑ ከምዘሎ የረደአና፡፡

ናይ ንግዱ ምትዕድዳግን ዓይነት ኮኑ ማእኸል መሸጢ መዕደግን ደርሁ ከም ዝኾና ይረድእብተውሳድማ እቲ ሕዙይ ብኣፍዝኃ ይዕድግ ከም ዘለ የረድእ

እዚ ምስሊ እዚ ድማ ናይ ተፈጥሮን ከባቢን ዘርእየና ምስሊ ኮይኑ ብተወሳኺ ድማ ኣብ ከባቢታት ገረዓልታ ዝርከብ ታሪኻዊ ቦታ ከም ዝኾነ ይፍለጥ ።

ናይ ገዛን መንበርን ጉዳይ ዘድሃበ ኮይኑ ክተወሰኺ ድማ ኸምዙ ዓይነት ገዛ ኣሥራረኃን መንበርን ኣብ መዙሕቱ ገጠር ከባብታት ዝዝውጥር ከም ዝኾነ የረድእ ማለት እዩ።

ካብናይ ዕነታት ምስተ ኽፋል ኮይኑ ሓብሻ ቢራ እናታ ሃለ ይፅዋ ዕመለቲ ልል ምስተ ድማ ክፊቶም ቀዲሔም ናሰተይ ኸም ዘለዉ የረድእ።

ናይ ትምህርቲ ኽፍሊ ኮይኑ ካብ ኣርባዕተ ኽስካብ ሽድሽተ ዘዕድሚያም ሕፃውንቲ ዘመሃሩሉ ቦታ እየ ብተወሳኺ ድማ እዙይ ክፍሊ ብዝተፈላልዩ ምስልታትን ቕርጽታትን ሕፃውንቲ መረዲ እተዉሂሉ ዝተሰአለ ኸም ዘሎ የረድእ።

ናይ መዝናይ ነይ ቦታ ኴይኑ ኣብዙይ ቦታ ድማ ብዙኃት ሕፃውንዲ እናተ ዘናጕዑ እናተ ፃወትም ከም ዘለዉ ኣብቲ ምስሊ ይኅብር ማለት እዩ።

ኣብዚ ስእሊ እንርኦ ዘለና ድማ ከም ዝሕብሮ እዚ ቦታ እዚ ታሪካዊ ዝኾነ ቦታ ኮይኑ ከምኡ ድማ ብጣዕሚ ኣብ ብራኸ ዘለዎ ቦታ ቤተ-ክርስትያን ተሰሪሑ ከምዘሎ ካብዚ ስእሊ ክንርዳእ ንኽእል።

ናይ ሕርሻን ግብርናን ክፋል ኮይኑ እዙይ መንእሰይ ኃውና ዘረእቲ ናይ ምዘራእ ስነ ሥርዓት እናካይድ ኸም ዘሎ የረድእ ማለት እዩ። እዚ ዓይነት ዝራእ ድማ ኦቸለኒ ከም ዝኾነ ይፍለጥ።

ናይ መጋያ ጺ ኽፋል ኮይኑ ወርቂ ከም ዝኾነውን የረድ እብተወሳ ኽድማ እዙይ ኣብ ክሳድካ ኣብ እዝኒ በዙኃቲ ደቀነስቲኣኃትና ከም መጋያፂ ይጥቀማሉ።

ካብ ዓይነታት ጫማ ኮይኑ ቆዳ ጫማ እናተብሃለ ይፅዋዕ እተወሳኽ ድማ እዙይ ጫማ ናይ ቆርበት ውጽኢት ከም ዝኾነ ይፍለጥ ማለት እዩ።

ናይ ኣትክልትን ኣሕምልትን ክፋል ተክሊ ኮይኑ መብዛሕቲኡ ከባቢ ድማ ኮሚደረ እናተብሃለ ይፍለጥ ብተወሳኺ ድማ እዙ ከሚደረ ብዝተፈላለዩ ዓይነት ዓሌት ውፅኢት ከም ዘለዎ የመልክት። ማለትውን ብብጫ ፣ዉፁእ ቀይሕ፣ ቀይሕ ዝበለ ቈፃል ከም ዘሎ የረድእ::

እዚ ምስሊ እዚ ዘርእየና ድማ ዝተፈላላዩ ዓይነታት መፃሓፍቲ ብኣብዛሓ ተደርዲሮም ከም ዘለው የርእና። ብተወሳኪ ድማ እንግሊሽ ኤክስ ትሬማን ቶብ መፃሓፍቲ ከም ዘለው ይርእየና ።

ካብ ዓይነታት መሳርሒ ትምህርቲ ኮይኑ ዝተጽሓፈ ነገር ንመደምሰስ ዘግልግለና ዓይነት መሳርሒ እዩ፡፡

እዚ ምስሊ ዘምልክተና ድማ ዝተፈላለዩ ዓይነታት ኣልኮላዊ መስተ ኮየኑ ካብዚ ስእሊ ከም እንርደኦ መብዛሕቲኡ ዝተዓሸጉ ከምኡ እውን ዝተከፈቱ ከም ዘለው ይሕብር፡፡

ናይ ቱርስም ክፋል ዘመልግቲ ኮይኑ ንስሳዓ ድማ ፍሉ መጸውዮም ጋውና እናተውሃሉ ይፍለጡ ማለት እዩ።

እዚ ምስሊ እዚ ዘርእየና ድማ ካብ ዓይነታት መጋየፂ ኮይኑ ከም እንሪኦ ሓንቲ ጓል ኣንስተይቲ ዝማዕረገ ኣከዳድና ተኸዲና ከም ዘላ ድማ ይፍለጥ። ብተወሳኺ ድማ ሽፎን እናተበሃለ እዉን ይፍለጥ እዩ።

እዚ ምስሊ ዝሕብሮ ድማ ታሪካውን ጥንታውን ዝኮነ ናይ ገዛ ህንፃ ዝሕብር ኮይኑ ከምዚ እንሪኦ ዘለና በዚ ቅድሚት ዝረአ ዘሎ ድማ በሪ ከምዝኮነ ይሕበረልና፡፡

ኣብ ናይ ሕርሻ ቦታ ኮይኑ እኽሊ ናብ ፍረ በፂሑ ኣብ ምዕፃድ ከም ዘሎ የመልክት።

ናይ መጽሓፍ ዓይነት ክፋል ኮይና እዛ መጽሓፍ ድማ ዝተቖለፈ ቊልፊ እትብል ኣርእስታ ከምኡ ድማ እብ ምሕረት ደብግ ዝተብሃለ ፀሓፊ ኸም ዝተጽሓፈት ይፍለጥ ማለት እዩ።

ናይ ገዛ መንበርን ክፋል ኮይኑ ከምኡኡ ድማ ኣብዙይ ቦታ ሕፃን ከም ዘላ ብተወሳኺ ድማ ዃና ናተሃለ ዘፍለጥ ከም ዘለ ን ዝፍንሽትራ ናይቲ ገዛውን ብታሓደ ክፋሉ ኃሂሉ ኸም ዘለ የረድእ።

ናይ ዜና ኣውተረ ኮይኑ ኸሚሽነር ድመላሽ ገብረ ምከኤል ዝተውሃሉ ኣብ ናይ ምሥራቕ ኣፍሪቃ ናይጶሎስ ዓዝ ዝተ ኅብረት ድርጅት ጠልላ ግዋኤ እናተሳተፉ ኸም ዘለዉ ይረድዒ ማለት እዩ::

እዙ ዓይነት ኣከዳድና ናይ ፋሽን ምርኢት ስነ ሥርዓት ይካየድ ከም ዘሎ ዘሕብር ኮይኑ እዝ ፋሽን ስነ ሥርዓት ድማ ባህላዊ ኣከዳድና ማዕሪጉን ፀቢቁን ዝተቐና ጅበ ምዃኑ የረድእ።

ካብ ዕነታት ጫማ ኴኑ እዝ ጫማ ድማ ቆዳ ጫማ ናትብሃለ ይፍለጥ ብትወሳሒይ ድማ ብ ምዛሕት እጊዜ ደቂ ተባዓትዎ ዘረገፅዎ ኸምዝኾኑ ይርዳእ ማለቲ ከምኡውን ናይ ቖርበት ውፂኢት ሠራሕ ኸምዝኾነ ይፍለጥ።

ካብ ናይ ፖለቲካ ጕዳይ ኽፋል ኮይኖ እዙይ ድማ ጠላይ ምንስተር ዶክተር ኣብይይ ኣሕማድ ይብሃል ከምኡ ድማ ናይ ኢቲዮጲያ መንግስቲ ሀምልኾኑ ይፍለጥ ማለት እዩ

ካብ ዓይነታት መጋየፅን መመላኽዕን ኮይኑ ናይ ሓፂን ስራሕ ዝተፈላለዩ ሕውስዋስ ከም ዘለዎ የመልኽተና። ብተወሳኺ ድማ መብዛሕቲኡ እዚ ዓይነት መጋየፂ ብብሄረሰብ ኩናማ ከም ዝዝውተር ንርዳእ።

እዚ ምስሊ ናይ መካነ ኣእምሮ ኣክሱም ዓድዋ ቅርንጫ እዩ።

ካብ ብጥዓሚ ተፈለቲ ዝኾኑ ሰብዓት ኮይኑ ከምኡ ድማ ሽሙ ሙላቱ ኣስታጥቁ እናተውሃለ ይፍለጥ ብተወሳኺ ድማ እዙይ ሰብ እዙይ ናይ ሙዚቃ መሳርሒ በዓል ሞያ ከም ዝኾነ ይፍለጥ።

እዚ ምስሊ እዚ ዘርእየና ድማ ፕረዚደንት ኢጋድ ምስ ግዝያዊ ምምሕዳር ጌታቸው ረዳ ክልል ትግራይ ዝኮነ ኣብ ማእከል ቢሮ ሕብረት ኣፍሪካ ተረኪቦም ዘካይድዎ ዘለዉ ብዛዕባ ናይ ሓደ ነገር ዘተ ስምምዕ ዘርኢ ምስሊ እዩ፡፡

እዚ ምስሊ እዚ ዘመልክተና ድማ ካብ ዓይነታት ቤትምግብን መስተን ዝሕብረና ቦታ ኮይኑ ብዘመናዊ ህንፃ ኣሰራርሓ ተሰሪሑ ከምዘሎ የመልክተና። ከምኡ ድማ ብምዕሩግ ተክልታት ተፀባቢቁ ከምዘሎ የመልክተና።

እዚ ምስሊ ዘርእየና ድማ ካብ ዓይነታት ተክልን ፍራፍረን ውፂኢት ኾይኑ ኣራንሺ ይበሃል።

ካብ ዓይነታት መጋጽን መመላኽዕን ኮይኑ ከምኡ ድማ ኣብ ከንፈር ከባቢ ዝልከ ወይ ድማ ዝቕበኣ እዩ። ብተወሳኺ ድማ መብዛሕቱ ብደቂ ኣንስዮ ኣኅዋትና ዝዝውተር ምዃኑ ይፍለጠ።

ካብ ገዛን ብርኻን እንስሳ ዓይናት ጐና ፍሉ መጸውዕኣ ድማ ኣንጮዋ ነቲባለት ትፍለጥ እዛ ኣንጮዋ እቲብሃል እንስሳ ድማ ኣብ ደቂ ሰባት ብታዓኒ ዓብኒ ፅዕንቶ ኸም ዘለዋ ይፍለጥ ማለት እዩ።

ናይ ኤለክጥሮንክስ ዓይነታት ኣቕሑት ክፋለ ኮይኑ ከምኡ ድማ ዝተፈላል ኣኅነታት ሴም ከም ዘለዉ የረድአ ማለት እዩ ማለትውን ኢኢስም ዝብሃለ ናኖሴም ዝተብሃለ ማይክሮሴም ዝተብሃለ ሚን ዩሴ ም ዝተብሃለ ኸም ዘለዉ የረድአና ማለት እዩ።

እዚ እንሪኦ ዘለና ምስሊ ድማ ብዙሕ ሰብ ኣብ ዝተኣከብሉ መድረኽ ወይ ድማ ቦታ ከም እንሪኦ ዘለና ምስሊ እዚ ሓውና ናይ ፋሽን ምርኢት የርኢ ከም ዘሎ ካብዚ ምስሊ ክንምልከት ንኽእል፡፡

ካብ ናይ ጽሕፈት ምሳርሒ ዓይነታት ዘርኢ ኮይኖ ከምኡ ድማ ዝተፈልሃለዩ ዓይነታት ጽሕፈት ምሳርሒ ከም ዘለዉ የረድእ ማለት ዩ እዙ ድማ ብተወሳኺ ን ግልጋሎት ምሸጣእ ተዘጋጅዮም ንተደልዩን ከም ዘለዉ የረድእ።

እዚ ምስሊ እዚ ዘሪአና ድማ ክፋል ሕብረተ ሰብን ስድራን ኮይኖም መብዛሕትኡ ግዘ ኣብ ገጠር ከባብታት ከምዝኾነ የመልክተና፡፡ ብተወሳኺ ድማ መኣዲ ቀሪቦም ከምዘለዉ ካብ ምስሉ ንርዳእ ማለት እዩ፡፡

እዚ ተኽሊ እዚ ኣብ መብዛሕቲኡ ከተማታት ዝትከል ኮይኑ ከም መመላኽዒ ድማ ይጥቀሙሉ። ብተወሳኺ ድማ እዚ ተኽሊ ዘመላኽቶ ዓምቢቡ ከምዘሎ ካብዚ ስእሊ ክንርዳእ ንኽእል።

እዚ ምስሊ ድማ ዓይነት ዘመናዊ መሳርሒ ሕርሻ ኮይኑ ትራክተር እንዳተባሃለ ይፍለጥ፡፡ ከምኡ ድማ ንግልጋሎት ማሕረስ ይጠቅም፡፡

ኣብ ኣኽስም ዝርከብ ኮይኑ ብፍላይ ድማ ኣብ ሓወልቲ ኣኽሱም ዘለዎ ቐጽሪ ዝርከብ እምኒ እዩ እዙ ዓይነት እምኒ ድማ ቀደም ኣቦታትና ኒ ሓወልቲ መሥራሒ ይጥቃምሉ ከም ዝነበሩ ይፍለጥ።

ናይ መጋይፅን ምጽባበቕን ዓይነት ኮይኑ እዛ መኪና ብ ዘተፈላለዩ ምጸባበቕታት ማዕሪጋ ኸምዘላ የረድእ ብተወሳኸ ድማ ከም እንርእኦ ብ ቀይሕ ዕምበባን ካልእን ጸቢቓ ኸም ዘላ የረድእ።

እዚ ምስሊ እዚ ዘመልክተና ድማ ካብ ዓይነታት እፅዋት ሓደ ኮይኑ ብመብዛሕትኡ ከባብታት ትግራይ ሸዊት ሓጋይ እናተብሃል ይፍለጥ። ካብቲ ስእሊ ከም እንርድኦ ድማ እዚ ተክሊ እዚ ዓንቢቡ ከም ዘሎ የመልክተና ማለት እዩ ።

እዚ ምስሊ እዚ ዘሪኢና ድማ ካብ ዓይነታት ተክሊ ወይ ድማ እፅዋት ኮይኖም ክልተ ዓልየት ዓይነት ደንዴር እሾክ ከም ዘለዎ ይሕብረልና ማለት እዩ፡፡

ናይ ስፖርቲ ዘርፊ ዘረድእ ኮይኑ ከምኡ ድማ ዮሴፍ ገብረ ወልድ ዝተብሃሉ ናይ ኢቲዮጵያ ደቂ ኣንስትዮ ብሄራዊ ቡድን ኣሠልጣኒ ኮይኖም ከም ዝተሸሙ የረድእ ማለት እዩ።

ናይ ሕርሻን ገሩናን ክፋል ዘረድ የኮኑ እዞም ሰባት ድማ ውፅኢት ምህርቲ ሓርሻን ግሩናን ማለትወን ሁሊ ምህርቶም ብኣጓቡ እንኣከዉን እናሰምሰዉን ከም ዘለዉ የረድእ ማለት እዩ።

ናይ መሣርሒ ዓይነት ኣቝሑት ኮይኑ እዙይ ድማ ክዳውንቲ መስቀሊ ይጠቅመና ማለቱን ኣቦቲኽ ዝበልን ዝተፈራን ቦታታትን ክዳውንቲ መስቀሊ የግልግለና ማለት እዩ፡፡

ናይ ገዛ ኣቝሐት ዓይነት ጐይኑ ማንካ እናተብሃለ ይፍለጽ እዙይ ማንካ ድማ ውፅአት ዕድ ጸይቲ ኸም ዝኾነ የረድእ ብተወሳኽ ድማ ብዘተፈላለዩ ዓይነታት ቅርፂ ከም ዘሎ የረድእ ማለት እዩ።

ካብ ዓይነታት ኣትክልቲ ኾይኑ ምሸላ እናተብሃለ ይፍለጥ ከምኡ ድማ ወሊዱ ወይ ድማ ፈሪዩ ከምዘለ ንርዳእ ማለት እዮ።

ናይ ታሪኸም ተፈጥሮን ክፋል ጐይኑ ከምኡ ድማ እዙይ ኮሒ ዘተፈላለዩ ዓይነታት ቅርጺ ኸምዘለዎ የረድእ ማለት እዩ ተወሳኻ ድማ ኣብዚ ኮውሒ ዝተፈላለዩ ብዓትታት ከምዘለዉ የረድእ።

እዚ ምስሊ እዚ ዘሪኢና ድማ ሓደ ወዲ ተባዕታይ ምስ ምስ ሓንቲ ጓል አንስተይቲ ብዘመናዊ አለባበሳ መልክዕ ፋሽን ትሪኢ ክንርዳእ ንክእል ማለት እዩ፡፡

እዚ ምስሊ እዚ ንርዶኦ ድማ ሃይማኖታዊ ቦታ ኮይኑ ብክርስትና እምነት ተከተልቲ ዝተሰረሓ ቤተክርስትያን እንዳተባሃለ ዝፍለጥ እዩ። በተወሳኪ ድማ ከም መፀለይ መስገዲን ቦታ እንጥቀመሉ ማለት እዩ።

እዙ ኻብ ዓይንታት ጫማ ጐይኑ ሹሙኅ ድማ ተረከዝ ዘለዎ ጫማ እናተዉሃለ ይፅዋዕ ብተወሳኽ ድማ ብመዙሕቶ ደቀኖዝቲኣኅዋትና ከምዝ ርገ ጽይፍልነጥ ማለት እየ።

እዚ ምስሊ ዘመልክተና ድማ ናይ ሱፐርማርኬት ዓይነታት ኣቑሑ ኮይኑ ካብቲ ምስሊ ከምእንርድኦ ዝተፈላለዩ ናይ ነብሲ መሕፀቢ ዓይነታት ሳሙና ከምዘለዉ የርድአና ማለት እዩ፡፡

እዚ ምስሊ እዚ ዘመልክተና ድማ ኣብ ክልል ትግራይ ከባብታት ዓድዋ ኮይኑ ስራሕቲ መስኖን ሕርሻን ከምዝኾነ የመልክተና፡፡ ብተወሳኺ ድማ ብዘመናዊ መንገዲ ኣሰራርሓ ይስራሕ ከምዘሎ የመልክተና ማለት እዩ፡፡

እዚ ንሪኦ ዘለና ምስሊ ድማ ሕፅሕፅ ዳ ተብሃለ ዝፈለጥ ካብ ሕፅ ዝስራሕ ሞከስተር ካብ ዝተፈላለዩ ቦታታት ዝእረ ሳዕሪ ከመኡ እውን ካብ ዝደረቀ ቃንጫ ምሸላ ዝእረ እድምቲ ዳ ተብሃለ ዝፍለጥ ኣጠቃሊሉ ዝሓዘ ምስሊ እዩ::

ናይ ገዛ ኣቁሑት ዓይነት ኮይኑ ከምኡ ድማ ኣብ መብዛሕትኡ ናይ ቡቲኽ ማለትውን ክዳውንቲ መሸጢ ንን ዝተፈላለዩ ኸም ከነቲራ ሽሁፍ ጃቄታት ዝኣመሰሉ ከም መስቀሊ ይጠቅመና ማለት እዩ።

ካብ ዓይነት ምፋለጥ ኮይኑ ኸምኡ ድማ ሓፈሻዊ ሆስቢታል መቐለ ዝብል ትካል ከም ዘለዉ የረድ ብተወሳኸ ድማ እዞም መናእሰይ ዝኾነ ማኅበር ምስሪቶም ኣብ ዝኾነ ዓውደ ሥራሕ ይሳተፉ ከም ዘለዉ ካብቲ ምስሊ ይርዳእ።

ናይ ትምህርቲ ክፋል ሕንፃ ኮይኑ እዝ ድማ ብዝኾነ ምኽንያት ካብ ግልጋሎት ምሃብ ኣቋሪጹ ኸም ዘሎ የረድእ ማለቱውን እቲ ግልጋሎት ተቛሪጹ ኸም ዘለ የረድእ።

ኣብ ቤት ት/ቲ ኮይኑ ተምሃሮ ኣብ ክላስ ኣትዮም ከምዘለው ብተወሳኺ ድማ እዛ ጓል ኣነስተይቲ ምስ ተባዕታይ አናተዛረቡ ከምዘለው፣

እዙ ካብ ናይ ጸጕሪ ኣቝራርፃ ዓይነቲ ዘርኢ ኮይኑ ከምኡ ድማ ብ ዝጸበቐን ዝመዕረግን ተቖርፁ እናራየ ከም ዘሎ የረድእ ማለትዩ፡፡

ናይ ጸጕሪ ኽፋል ዘርኢ ኮይኑ ከምኡ ድማ ሓደ ወዲ ተብዕታይ ከም ናይ ደቃ ኣንስቲዎ ዓይነት ሥራሕ ተሃቲሉ ጸጕሪ ርእሱ ጀብ ጀብ ገይርዎ ከም ዘለ የረድእ ማለት እዩ።

እዙ ከብናይ ገዛ ኣቝሐተ ዓይይነቱ ኮይኑ ብርሙዝ ናትብሃለ ድማ ይፅዋዕ ከምኡ ድማ ንዊኅ ሰዓታት ምቖት ክዕ ቅ በልና ዝኽእል መለት እዩ።

እዙይ እንርእዮ ዘለና ድማ ናይ ገዛን ናይ ቢሮን ኣቑሑትን ኮይኖም ውፂኢት ስራሕቲ ዕንፀይቲ ጣውላ ከም ዝኾኑ የመልክተና። ብተወሳኺ ድማ ከም ዓራት፣ ኣርማድዮ ዝተፈላለዩ ኣቑሑትን ከም ዘለው ይሕብር።

እዚ ምስሊ እዚ ዘመልክተና ድማ ታሪኻዊ ዝኾነ ቦታ አብ አክሱም ዝርከብ ኮይኑ ሓወልቲ አክሱም እናተባሃለ ድማ ይፍለጥ። ብተወሳኪ ድማ ብናይ ቀደም አቦታትና ዝተሰርሐ ዝተፀረበ ምዃኑ ካብ ምስሊ ንርዳእ።

ካብ ናይ ማሽን ዓይንታት ኮይና እዛ ማሽን ድማ ዲናሞ ናብ ተብሃለት እትጽዋዕ ከምኡ ድማ እዛ ዲናሞ እዚኣ ኃይልማይ እናመንጮወት ከምዘላ የረድ ማለት እዮ።

ኣብ ከተማ ማእኸል ማለትውን ኣደባባይ መሣሌ ዝተተኸለት ኮይና እዛ ሓወልቲ ድማ ኣብ ጫንፋ ናይ ኣምበሳ ቐርጽ ኸም ዘለዋ የረድእ ማለት እዩ::

ናይ ዘይና ኣውትር ኽፋልእ ኮይኑ ኸምኡ ድማ ናይ ሰሜን ኮርያ መራሒ ኪን ጀንግ ን ዝተብሃለ ኣብ ናይ ንክልር መሳርኂ ዝምረተሉ ትካል ከም ዝጐብነዩ የመልክድ ኣብዘ ትካል ድማ ንዘይቐሪ ጠርነት ናይ ንክልያር ኃይልና ኽነጠናኽር ኣለና ብዝብል ሓሳቦ ከም ዝሃቡ የረድእ።

እዙ ናይ መጋያፂ ኽፋን ኮይኑ ከምኡ ድማ ቐዳማት ዓመድ ብዓልደት እናኽበሩ ከም ዘለዉ የረድእ ማለት እዩ ተሳኺ ድማ ብጣዕሚ ጸቢቁን መዕሪግን ከም ዘለዉ የረድእ።

ናይ መገህፅን መመላኽዐን ኮይኑ እዚ ድማ ብዝተፈላለ ዓይናት መመላኽዕታት ተመላኽዕን ተጸሃልኦም ከም ዘለ ይረድእ ተወሳኺ ድማ እዙይ ንዝኾነ በዓል ተዳልዩ ኸም ዘለ የረድእ።

እዚ ምልክት እዚ ዘርእየና ድማ ጉዳይ ናይ ፖሎቲካ ኾይኑ። ኣማኑኤል ኣሰፋ ዝተብሃለ ኣብ መድረኽ ቀሪቡ ናብ ዝተፈላለየ ሚድያታት ተዓጂቡ ሓበሬታ የመሓላልፍ ከም ዘሎ ካብ ምስሊ ክንርዳእ ንኽእል ማለት እዩ።

እዚ ዓይነት ምስሊ ድማ ባህላዊ መሳርሒ ዝኮነ መጥሓን ተባሂሉ ዝፍለጥ መብዛሕትኡ አብ ሕድሕድ ገጠራትን ከባቢታትን ትግራይ ዝዝውተር ዓይነት መጥሓን እዩ፡፡ እዚ ምስሊ ድማ ኣብ ናይ ከባቢታት ቢሄረ ሰብ ኩናማ ከም ዘሎ ሓበሬታ የመልክት፡፡

እዙይ ከብናይ መፋለጢ ኽፋል ዘርኢ ኮይኑ መዘከርታ መናፈሻ ተጋደልቲ ኲናት ኮርያ ኢትጵያ ዘድህም ከም ዝኾነ የረድ ማለት እዩ።

እዚ ምስሊ እዚ ድማ ኣብ ክልል ትግራይ ፍሉይ ቦታ ከተማ ኣኽሱም ዝርከብ ኮይኑ ከም እትትርእይዎ ሓወልቲ ኣኽሱም ዘለዎ ቦታ እዩ። ብተወሳኺ ድማ ካህናት ኣቦታትና ምስ ህዝቢ ኣኽሱም ኣብ ዝተፈላለየ ቦታታትን ኮይኖም ዱሙቕ በዓል የኽብሩ ከም ዘለዉ የመልክተና።

ናይ ሱፐ ር ማርከት ኣቕሑት ዓይነት ኮይኑ መሕጸቢ ጸጕሪ ድማ ይጠቅም እዙ መሕጸቢ ጸጕሪ ብዝተፈላለዮ ዓይነታት መልከ ተዘጋጀዮም ከም ዘለዉ የረድ ብተወሳኺ ድማ ናይ ዕዳጋ መሸጣ ኣገልግሎት ተዘጋጀዮም ከም ዘለዉ የረድእ ::

እዚ ዘምልክቶ ድማ ዜና ኣውትር ብምስሊ እንዳተማሓላለፈ ዘመልክት ዘሎ ኮይኑ ብተወሰኪ ድማ እስቴላ ባርታሁን ዝተበሃለ ተዋሰኢ ከም ዘሎዎ የምልክተና።

እዚ ምስሊ ዘርእየና ዓይነት ዕቀባ ሓመድን ማይን ኮይኑ ሰብ ስራሕ ከም ዝኾነ ካብዚ ምስሊ ክንርዳእ ንክእል፡፡ ብተወሳኪ ድማ ኣብ መብዛሕትኡ ከባቢታት ማይ ሹም ወይ ድማ ጠለፋ እንዳተባሃለ ይፍለጥ፡፡

ናይ ተራንስፖርትን ተሽከርከርትን ዘድሀበ ኾይኑ እዝ ድማ ስተፈላልያ ዓንታት ተሽከርከርትን ብዙኃት ዓንታ ተሽከርከርትን ብመሥረዕ ተሠርዐን እናተ ጕዕዛ ከም ዘለዋ የረድእ ማለት እዩ ::

እዚ ድማ ካብ ዓይነታት መሳርሒ ኮይኑ ወንበር እናተባህለ ድማ ይፍለጥ፡፡ ከምኡ ድማ እዚ ብዘመናዊ መልክዕ ኣሰራርሓ ዝተሰርሐ ኮይኑ ኣብ መብዛሕትኡ ቢሮታት የገልግል፡፡ ከም ኣብነት እንተሪኢና ኣብ ባንኪ ኣብ ዝተፈላለዩ ቢሮታት ንሪኦ ማለት እዩ፡፡

እዚ ዓይነት ቁኖ መብዛሕትኡ ብከባቢታት ምብራቅ ትግራይ ከምኡ እውን ራያ ዝዝውተር ኮይኑ ሹሙ ድማ ጋመ ይባሃል፡፡ ከምኡ እውን ብትወሳኪ ኣርቴ ከም ዘለዎ ይሕብር፡፡